እዙይ ፈረስ ፈረስ ኮይና ጋሪ ሒዛ ትኸድ ዘላ ተሸኪማ እያ ትኸድ ዘላ ካብኡ ኸዓ ጥርትናን መሐለዊ ዝኸዉን ኢድ መሕጸዊ ድማ ንርአ ኣለና።

እዙይ ፊስቶ ኾይኑ ከኡውን ታንተይልኔር ኣለና ክ ኸዓ ዓራትውን ወንበርውን ይርአና ኣሎ ባዞ ወንር አለና ኣቝድባ ምድርቤት ዝጸረየድ ደሠ በሃሊ ዝኾነ ምድርቤት ነየ።

እዝ ኢንግልዜና ብዕልካ ተምሃር ዝብል መጽሓፍ ናይ ፍልጠት እንጭቡጠሉ ድስቢ ዝብል ውሽጡ ርኢና ነብዓሊናውን ክንመሃረሉ ብንኽእል መንገዲ ቀሪቦ ዘኒኤ መጽሓፍ እዩ።

እዝ ንይኅርሻን ግብሩናን ኮይኑ ካሮታት ዞኾነ ሰብኣ ካሮት ካብ ምህርቱ ውጢ ስረኸበሉ ካሮት ምሳ ዊፅወልት ምስ ሓምዱ ኣውጢዎ ኢናለምካት ዘለና።

እዙ ደስ ዝብል ናይ ባሕልና ዘመልክት ሽሙ ድማ ገዋግብ ተባሂሉ ዝፍላጥ ኣዲታትና ኽምርዓዋ ካለዋ ድማ ምርዓው ቲ ጓል አንስተይቲ እቲጐብሮ ናይባህሊና መጋየትጽ እዩ::

እዚ ኣብ ጣውላ ተቐሚጡ ንርኦ ዝለና ምስሊ ኮካባተር ተበሂሉ ዝፍለጥ ኮይኑ ለስላሳ ስውነትና ጠቃሚ ኮይኑ ከብኡ እውን ቆርቤትና ብርህ ኢሉ ንክርኤ ዝጠቅመና እዩ።

እዙይ ናይ ሓርሻን ግብርና እንኮይኑ ጣፍ ዝተዘርአ ደስበሃሊ ዝለምለመ ዘለምለመ ዘረአቲ እኒየ ጐቦውን ኒእ ከም ድርየለና ዝኾነተብየለዉን እንየ።

እዙ ንምልኮቶ ዘለና ዝኾነ ሰብኣይ ኮይኑ ጸጕሩ ጐተና ፃብ ፀጕሩን ሚድኦቲ ኢናንሚከዘለና ካኡውን ሠርሖ ዘሎ ሓወቓ ጺሉ ቅጫ በቲ ናይ ቀደም ባህልና ንሱ ዝሠርሕዎ ነበሩ እዩ ሠራሕ ሠርሕ ዘሎ

ስፖርት ክንብል ኸለና ሓደ ወድ ሰብ ጥዕንኡ ንምሕላው ዝገብሮም ከይድታት ኾይኑ ወይ ድማኒ እንቅስቃሴታት ኾይኑ ከም እኒ ጉያ፣ ብእግሪ ኩዕሶ ኻብኡ ከዓ ጅምናስቲክ፣ ቴኳንዶ ዝኣምሰሉ ከም በዓል እዚኦም ስፖርት ክባሃሉ ይኽእሉ፡፡

እዚ እንሪኦ ዘለና ምስሊ መሰረታዊ ግልጋሎት ኮይኑ ብመሰረታዊ ግልጋሎት ዝግልገሉ ሰባት 3+ ኣወዳትን ሓንቲ ጓል ኣንስተይትን ንሪኢ ኣለና፡፡ ሓንቲ ዓረብያ ምስ ቢራታት ዝሓዘት ኮይና መኪናታት እውን ቢራታት ዝሓዘት ውን ንሪኢ ኣለና ታፔላታት ውን ህዱህ ሂደት ዝብል ታፔላ ውን ተዓዚብና፡፡

መሰረታዊ ግልጋሎት እንብሎም ኣብ ዕለታዊ ሂወትና ብጣዕሚ ጠቀምትን ኣገደስትን ኮይኖም ከም ንኣብነት ተወሲድና ድማ ሕክምና ከምኡውን መጓዓዝያ ክንወስድ ንኽእል ኢና፡፡

እዝ ኣብ ወሰለን ጨርጋያ ዘረካብ ወጋገን ባንኪ ኮይኑ ሓንቲ ሰቤትን ምልከት ኣለና ኣኾ ሰኣይውን ንምልከት ኣለና ራሰበይቲ እንላኅ ፈተሽት ኢና ንምልከታ ዘለና ከምኡውን ክልተ ሳይክል ኢናኣንር ዘለና ደሊና ሆቴል እውን ንምልከት ኣለና።

እዙ ፒያኖ እናተብህለ ዝፍለጥ ናይ ሙዚቃ እቲ ሓደ መሣርሒ እንብሎ ኾይኑ እስቢ ዝብል ናይ እናተጸወቱ ወዒናን ምርከት ዘለና እዮ።

እዙ ድማ ሣሮን ናብ ሕፃናት መጽሓፍ ኢንጊዜኛ ሕሳብ ትግርኛ ካኡ ካብ ከጂ ዋን ስካብ ካልኣይ ክፍሊ መምሃርን ደስ ዝብል መልክዕ ዘቕረበ መጽሓፍ እዩ::

እዝ መሠረታዊ ጕጋለት ኮይኑ ኣብ ላሓ ፀውሩ እዙይ ድማንእየ ኣብ ዉሽጢ እዙይ ዊን ምሃ እዙይ ተለጢፉ ዘኒኢ ብሰምንእዝ መብልዕሰት ሓደ ኽሎጦር መዘካሬ ሓወልቲ ዝተሠሖር ሐሊ እዩ ዝብል ዘሎ ከም ንርእዮ ዘለና።

እዙ ኣብ ሢየ ኤንብሎ ተኽሊ ዘርፍከብ ፍረታት ኾይኑ ብጣዕይ ደስ ብዝብል ኣወፃፃ ዝወፀ ኣትክልቲ ወይ ድማ ፍረታት ይብሃል።

እዚ መመላኽዒ ንርእዮ ዘለና ኣብ ዱንካናት ኣብ መሰጥ ጠዕሽጉ ዘኒአ ንኽሽየጥ እዩ ዝቓሪዩ ዘኒአ ዝድማንየ ንባዕላትን ነዉድኣመትን መጋየፅን መመላኽዒ ምጥቆም ኣሉ እዩ።

እዙይ ድስባሃሊ ኮይኑ መንጣዕቓቕታ ወድማ ማይ ዋሕዙ እንርአ ኣለና ብስውሃድ ስብሉ ድማንእዩ ዋሕዚ ማያት ከም ዘልኒ ኢና ንምልከት ዘለና።

እዙ ተሓረሰ መሬትን ዝለምለመ ዓድን ጐቦታትን ዓዲ ጐቦታትናን ሰማይን ድ ስብል ቦታን ኤናን ምልከዘለና።

እዙይ ነገዛ ኣቅሑ ኮይኑ ተለብሽታትን ተለቢዝንን ኣቕሑን እንሕ ዘሉ ኮይኑ ብፃዕዳ ቐለምን ጸሊም ቀለምን ደስቢ ዝብል ኣቃራርዋ ዝቓረባ ናይ ገዛ ኣቕሑ ይብሃል።

ነዙኣ ብ ናይ ኣሸንዳ ተውሂይሉ ዝፍለጥ ናይ ደቃንስቲዎ በዓል ተቖኒና ፤ክሳዳ መስቀል ገይ፤ ጥልፋ ገይራ ፤ጸጕሪውን ገይራ እናንምልከስለና።